ሙዚቃ ማለት ንሓደ ማሕበረሰብ መግለጺ ባህሉን ማንነቱን እንትኸውን ብተወሳኺ ድማ መግለጺ ሓዘኑን ታሕጓሱን ኮይኑ ከገልግል ይኽእል።

እፅዋት ማለት ኣብ መሬት ዝበቕሉ እንትኾኑ ሱር፣ ጉንዲ ፣ቆፅሊ ከምኡ እውን ዕንባባን ፋረታት ዝሓዘ እዪ።

መፅሓፍትን ጋዜጣን ማለት መፅሓፍ ማለት ናይ ሓደ አርእስቲ ወጥ ዝኾነ ሰብስብ እንትኸውን ጋዜጣ ማለት ድማ ናይ ዝተፈላለዩ ሓሳባት ጥርናፍ እዩ።

ጫማ ማለት ካብ ዝተፈላለዩ ኣቅሓ ዘስራሕ ኾይኑ አብ ንጎዓዘሉ ወይ አብ ንጎየሉ ንእግርና ካብ ሓደጋ እንከላኸለሉ ሙቸት ዝህብን እዩ።

ትምህርቲ ማለት ንሓደ ሕብረተሰብ መግለፂ ስልጣነን ዕብየትን እንትኸውን ብኣብያተ ትምህርትታትን ዩኒቨርሲቲታትን ኽወሃብ ዝኽእል እዩ።

ጥበብ ማለት ሓደ ወዲ ሰብ ብቅዓቱ ዘርእየሉ ቦታ እዩ፡፡ ባህሊ ማለት ድማ ንሓደ ማሕበረሰብ መግለፂ ማንነት እዩ፡፡

ጫማ ማለት ካብ ዝተፈላለዩ ነገራት ዝስራሕ ኾይኑ ኣብ እንጓዓዘሉ ግዜ ፣ ኣብ እንጎየሉ ግዜ እግርና ካብ ሓደጋ ዝከላኸለልናን ንእግርና ሙቸት ዝህብን እዩ።

ስራሕ ማለት ሓደ ማሕበረሰብ ዘድልዮ ነገራት ንምፍፃም ዝጠቅም እንትከውን ሓደ ማሕበረሰብ ካብ ካሊእ ማሕበረሰብ ዝደልዮ ነገር ንምርካብ እውን ዝተሓጋገዝሉ መዳይ እዩ።

ባንዴራ ማለት ኣብ ሓንቲ ሃገር ዝርከቡ ህዝብታት መግለፂ ማንነት ወየ ኸዓ መግለፂ ጅግንነቶም ኾይኑ ዘገልግል እዩ።

መፅሓፍን ጋዜጣን ማለት መፅሓፍን ማለት ናይ ሓደ እርእስቲ ወጥ እንትኸውን ጋዜጣ ማለት ድማ ናይ ቡዙሓት ፅሑፋት ሰብስብ እዪ።

ፀጉሪ ማለት ኣብ መብዛሕትኦሞ ሂወት ዘለዎም ነገራት ዝቦቁል ኾይኑ በተለይ ድማ ኣብ ደቂ ሰባት ኸም መጋየፂ ዝጥቀሙሎሞ እዩም።

ትራንስፖርትን ተሽከርከርትን ማለት ሓደ ማሕብረሰብ ኣቅሓ ካብ ሓደ ቦታ ናብ ኻሊእ ቦታ ንምጉዕዓዝ ዘገልግል እዩ።

ሃይማኖት ማለት ካብ ጥንቲ ካብ ወለዶ ናብ ወለዶ እናተመሓላለፈ ዝመፀ ኣብ ሓደ ማሕበረሰብ ወይከዓ ኣብ ሓደ ስድራ ዝርከብ እምነት ማለት እዩ፡፡